ካብ ናይ ዓድና ተፈለጥቲ ሰባት ዝኾና ደረፍቲ ትምኒት ፣ትርሓስ ፣ራሄል ፣እዮርሳሌም ።ኣነ ካብዚአን ብጣዓሚ ዝፈትዋ ትምኒት እያ ። ንስኹም ከ ናይ መን ኣድነቅትን ናይ መን ፈተውትን ኢኹም ?

ወርቂ፣ ብሪ፣ ሃብል ናይ እዝኒ ናይ ኢድ ናይ ክሳድ እዝይኦም መጋየፅታት ይበሃሉ። ንስኹም ከ ናትኩም መጋየፅታት እንታይ እንታይ እዮም?

ባህላዊ መስተታት ኣለውና እዮም። ከምኒ ሜስ፣ ብራያ ወገን ዝፍለጥ ድማ ኮረንፎ፣ ስዋ፣ ብርዚ ዝባሃሉ ባህላዊ መስተታት አለው። ኣነ ብጣዕሚ እየ ዝፈትዎ። ንስኹም ከ እዞም መስተታት እዚኦም ትፈትውዎም ዶ?

ንርእስና ንምዕባይ ግንዛቤና ታሪካት ንምፍላጥ ብመፅሓፍን ብጋዜጣን ኩልሻዕ አነ የንብብ እየ ።

ዝተፈላለዩ መጋየጽታት ናይ ገዛን ናይ ቢሮን ኣቁሑ ኣለዉ እዮም፤ ናይ ዕንበባ መቀመጢ ናይ ብርጭቆ ማይ መስተይ መጽሓፊ ነፃ ወረቐት ጠረጴዛታት ምችዉ መቀመጢን ኣለዉ። ኣብ ቤት ጽሕፈት ኬድኩም እትርእይዎም ኣቁሑ ንስኩም ከ እንታይ እንታይ ይመስሉ?

ካብ ዓድካ ወፂኻ ናብ ካሊእ ዓዲ ብምከድ ዘይጥፈልጦ ነገር ንምርኣይ ወይ ክዓ ንምስራሕ ክኸውን ይክእል እዩ ።ኣብኡ ብዘጋጥመካ ብዙሕ ፅቡቅን ሕማቅን ነገር ኣሎ እዩ። ንስኩም ከ ኣብ ጉዕዞ እንታይ ኣጋጢምኩም ይፈልጥ?

ኤሌክትሮኒክስ ናይ ኤሌክትሪክ ውፅኢት ኮይኑ ኣብ ህይወተይ ብጣዕሚ ፈጣን ዝኾነ ናይ ህይወት ጉዕዞ ንኽኸይድ ዝሕግዘኒ ዘሎ እዩ ንኣብነት ከም ኮምፕዩተር ስልኪ ፕላዝማ ብምጥቃም ትምህርተይ ብግቡእ ይከታተል ኣለኹ ንስኹም ከ?

ኣብ መንበሪ ገዛኻ መደቀሲ መዕረፊ የድልየካ፡፡ ምግቢ ትበልዖ ምግቢ ከምኡውን ናይ ገዛ ኣቕሑ ምድጃ ፣ብረት ድስቲ፣ ማንካ፣ ኣነ ብኣኣቶም ገይረ ኣቕልል ኣቢለ ኢየ ዝነብር፡፡ ንሶም ከ?

እቲ ንእሽተይ ዘይትፈልጦ ነገር ምምሃር ማለት እዩ። አብ ቤት ትምህርቲ ኬድካ መምህርካ ዘምሀረካ ነገር ምሓዝ ምምሃር ዘይትዘልጦም ምፍላጥ ማለት እዩ። አነ ብምምሃረይ ሕጉስቲ እየ ንስኩም ከ?

መሰረታዊ ግልጋሎት ሓደ ቀረብ ማይ ዩ ኣብ ገጠር ግን ቀረብ ማይ የለን። ኣብ ከባቢኩም ከ?

መፋለጢ ሓደ ስራሕ እዩ ።ሓደ ዝኾነ ነገር ናብ ሕብረተሰብ ኣውፂእኻ ምፍላጥ መፋለጢ ይበሃል። እዚ ዝተፋለጠ ድማ ስራሕ ይመፀልካ ።መፋለጢ ብምህላዊ ኣነ ሕጉስቲ እየ ንስኹም ከ?

ፋሽን ክዳን ፣ፋሽን ጫማ ፋሽን ዝተፈላለዩ ኣብ ገፅና ንልከዮም ነገራት ኣለዉ ግን ኣነ ብዙሕ ናይ ፋሽን ኣድናቂት ኣይኮንኩን ፤ምክንያቱ ካብ ባህልና ዝወፁ ስለ ዝበዝሑ እቶም ፍሽን ኣነ ተከታሊት ኣይኮንኩን። ንስኩም ከ ?

ናይ ገዛ መጋየፅታት ኣለዉ ናይ ኣቅሑ ቡና መጠሺ ዕጣን ሓደሽቲ ፋሽናት ምምፃእ ናይ መንደቅ ስእልታት ተፈጥራዊ ዝኾኑ ዕንበባታት ምትካል እዚኦም ብጣዕሚ መጋየፂ እዮም ። ዝፈትዎም እዩ ንስኩም ከ ታይ ትፈትዉ?

ኣብ ሂወትና ግድን ኣገዳሲ እንብብሎ ትምህርቲ እዩ። ትምህርቲ ብዙሕ ዓይነት ትምህርቲ ኣለው። ኣብ ሂወትና ንምሃሮ ትምህርቲ ፣ ብመማህራንና ንወስዶ ትምህርቲ ኣለው ፣ ኣብ ቤተ- እምነት እንወስዶ ትምህርቲ አሎ። እዞም ትምህረቲ እዚኦም ኣነ ክወስዶ ይደሊ እየ። ንስኩም ከ ትወስድዎም ዶ?

ህይወትና ንምቕያር ንሰርሖ ስራሕ ይብሃል ዝኾነ ስራሕ ሰሪሕና ቅርሺ ክንረክብ ከለና ህይወትና ብኡ ጌርና ነመሓዳድር ንኣብነት ሊስትሮ ሊስትሮ ጫማ ምፅራግ እዩ ጫማ ፀሪግካ ተግንዮ ገንዘብ ግን ህይወትካ የመሓዳድረልካ ። ንስኹም ከ ታይ ዓይነት ስራሕ ኣለኩም ?

መጋየፅታት ናይ ገዛ መጋየፅታት በዙሓት ኣለዉ፡፡ ናይ በሪ መጋረዲ ፣ቡና ፈናጅል መቀረቢ፣ ምቹው ዝኮነ ወንበር ኮፍ መበሊ ናይ መንደቅ ስእልታት ኣነ ብጣዕሚ እየ ዝፈቱ ንስኩም ከ?

ሕብረተ ሰብን ስድራን እዚ ማለት ብዙሓት ስድራ ተኣኪበን ሕብረ ተሰብ ይኾና እና ፅቡቅ ስድራ ዘለዋ ፅብቅ ሕብረተሰብ ይምስረት።

ፖለቲካ ንሓደ ነገር ቲንቲንካ ንሕበረተሰብ ካብ ምርዳእን ምንቃሕን ንስኻ ናብቲ ትደልዮ ዘለካ ሓሳብ ምምፃእን እዩ፡፡ ፖለቲከኛታት ትፈትዉ ዶ? ኣነ ፖለቲካ ኣይፈትዉን፡፡

ኣብ ዓድና ብዙሓት ዓይነት እጽዋት ኣለዉ። ንመድሓኒት ንጥቀመሎም ንመጽለሊ ንጥቀመሎም ካባኦም እንግንዮም ጽቡቅ ንጹህ ኣየር እዉን ኣነ ብጣዕሚ ኣየ ሕጉስቲ ንስኹም ኸ ባቶም ሕጉሳት ዲኩም?

ጉዕዞን ቱሪዝምን ብጣዕሚ እየ ዝፈቱ፡፡ ናብ ዝተፈላለየ ዓዲታት ከይደ ታሪካውያንን ዝኮኑ ቦታታት ክፈልጥ ፣ክሪኢ፣ ክማሃር ይደሊ፡፡ ስደት ግን ካብ ዓድካ ወፂእካ ምንባር ስለ ዝኮነ ኣነ ኣይድግፎን ኣይፎትዎን ንስኩም ከ ከመይ ትርእዎ?

አዚ ጋዜጠኛታትን ብዙሕ ግዜ ስነድ ዝስንድ ናይ ዝሓለፈ ይኩን ናይ ዘሎ ነገር ፂሒፎም ዘውፀልና ግንዛቤና ንከዓብይ ርእስና ንክሰፍሕ ዝስርሕዎ ስራሕቲ ዓብይ እዩ። አነ ብጣዕሚ አየ ዝፈትዎም ንስካትኩም ከ ተጠቀምቲ ዲኩም?

ኣትክልቲ ኣራንሺ ፣ባናና ፣ ኣቨካዶ፣ ማንጎ ኣሕምልቲ ቁስጣ ፣ ሰላጣ ፣ጎመን ኣነ እዚኦም ብጣዕሚ እየ ዝፈትዎም። ንስኩም ከ ትፈትዉዎም ዶ ትኮኑ?

ወንበር ኮፍ መበሊ መደገፊ ቢሮ ወረቐት መጋየፂታት እውን ኣብ ገዛን ኣብ ቢሮን ነቐምጥ ኢና።

ብዙሓት ዓይነት መስተታት ኣለዉ ንኣብነት ማይ፣ ቡና፣ ሻሂ ፣ቢራ፣ ለስላሳ ኣነ ብጣዕሚ ዝፈትዎ ብዙሕ ግዘ ዝጥቀመሉን ለስላሳ እዩ እስኩም ከ ታይ ትጥቀሙ?

ዙም ጌርካ ዘለካ ምህርቲ ግልጋሎት ናብ ሕብረተ ሰብ ክተፋልጥ ከለካ ንሕብረተ ሰብ ተጠቃሚ ክኮን ሓበሬታ ክትህቦ ከለካ ምፍላጥ ይበሃል። ምፍላጥ ሰሪሕኩም ትፈልጡ ዶ? ኣነ ይሰርሕ እየ።

ውፅኢት ጥበብን ባህልን ካብ ጥጥ ትስራሕ ዓለባ ዓዲ ወይ ከዓ ጥልፊ፣ ማሕዘል ካብ ቆርበት ይስራሕ። ኣነ በዞም ስራሕቲ ብጣዕሚ እየ ሕጉስቲ በጣዕሚ እየ ዝፈትዎም። ንስኩም ከ ትፈትውዎም ዶ?

ኣነ ንዓይ ዘዝናንየንን ዘጫውተንን ኩዕሶ ምርኣይን ምጭዋትን።

ትራንስፖርትን ተሽከርከርትን ኣብ ሂወትና ብጣዕሚ ስራሕ መሳለጥቲ እዮም ።ግን ብኣግባቡ ተዘይተጠቂምናሎም ድማ ሓደጋ መብፃሕቲ እዮም ።ብጥንቃቄ ክንጥቀመሎም ኣለና። ኣነ ብዙሕ ተሽከርከሪት ፈታዊት ኣይኮንኩን ። ንስኹም ከ ?

ባህላዊ ሕክምና ካብ ዝተፈላለዩ እፅዋታት ተኽልታት ቀንጢብካ ዝግበር እዩ። ባህላዊ ሕክምና ብዙሕ ግዘ ናብ ዘይተደለየ ሞት እዉን የዳርግ እዩ ።ኣነ ናይ ባህላዊ ሕክምና ደጋፊት ኣይኮንኩን ንስኩም ከ ባህላዊ ሕክምና ደገፍቲ ዲኩም ?

ሃይማኖት ሓደ ሰብ ደልዩን ፈቁዱን ዝክተሎ እምነት እዩ። ቡዙሓት ሰባት ሐዚ ግን ብሃይማኖት ይበኣሱ ኣለዉ። ናተይ ይበልፅ ናተይ ይበልፅ ኣነ ዝሓሳብ እዙይ ኣይድግፎን። ንስኩም ከ ከመይ ትሪእዎ ዚ ሃይማኖት ምብልላፅ ምብኣስ ?

ከምኒ ባዓል ኣራንሺ፣ ኣቫካዶ፣ ማንጎ፣ ቆስጣ ፣ሰላጣ፣ ኣሕምልትን ፍራምረን ካሮትን ብጣዕሚ እየ ዝፈቱ። ንነብስና ንጥዕናና እውን ፅቡቃት እዮም። ንስኩም ከ እንታይ እንታይ ትፈትዉ?

ሱፖርማርኬት አቁሑ ብዙሕ ግዜ ምንም ዓይነት ፃዕሪ ዘይሓቱ ተዳልዮም ዝፀንሑካ አቁሑ እዮም፤ መፂካ ንስካ ወሲድካ አብ ገዛካ ምጥቃም ጥራይ ፤ አነ ብጣዕሚ እየ ዝፈትዎ ሱፖር ማርኬት ተጠቃሚት እየ፡፡ ንስኩም ኸ ሱፖርማርኬት ትጥቀሙ ዶ?

ስፖርቲ ምስራሕ ቅርፅና ዝተሓለወ ክኮን ጥዕናና እዉን ዝተሓለወ ክኮን ትንፋስ ክህልወና ይገብር ፤ ካብ ዓይነታት ስፖርት ሓደ ገመድ ምዝላል እዩ ፤ገመድ ምዝላል ድማ ትንፋስ ክህልወና ይሕግዘና። ንስኩም ከ ገመድ ምዝላል ትፈትዉ ዶ ትሰርሑ ዶ ?

ትራንስፖርትን ተሽከርከርትን ህይወትና ንምቕላል ዝሕግዙና ካብ ቦታ ናብ ቦታ ብቕልጡፍ ንኽንበፅሕ ዝሕግዙና እዮም ግን ብዝግባእ ብትኽክል እንተዘይተጠቒምናሉ ድማ ጐዳእቲ እዮም እሱኹም ከ ከመይ ትርእይዎም ?

ኣብ ዓዲና ናይ ጉዕዞን ቱሪዝምን ቦታታት ኣለውና። ንኣብነት ኣብ ከተማና ከተማ ኣክሱም ዝግነ ዓብዩ ሓወልቲን ናይ ባህሊን ቱሪዝምን መስሕብን እዩ። ስደት ግን ኣነ ደጋፊት ኣይኮንኩን ናብ ስዳት ዝከዱ ሰባት እውን ደጋፊት ኣይኮንኩን። ንስኩም ከ?

ዜና ሓደሽቲ ነገራት እንሰምዓሉ ሓበሬታታት እውን ብኡቢልና ንረኽበሉ ዜና ይበሃል ኣነ ብጣዕሚ ሕጉስቲ እየ ዜና ስለዝሰምዕ እስኹም ከ ከምዝኸማይ ሕጉሳትዶ ትኹኑ?

ባህላዊ ሕክምና ማለት ብትምህርቲ ዘይተደገፈን ሰብ ካብ ቀደም ብተለምዶ እናወሰዶም ዝፀንሐ ድሑር መድሓኒት እዩ፡፡ ኣነ ናይ ባህላዊ መድሓኒት ደጋፊት ኣይኮንኩን ንስኹም ከ ናይ ባህላዊ መድሓኒት ደገፍቲ ዲኹም?

ናይ ገዛ እንስሳ ደርሁ፣ ላሕሚ ፣ብጊዕ ፣ጤል ኣድጊ እዮም ፤ናይ በረኻ እንስሳ ድማ ዝብኢ፣ ኣንበሳ፣ ነብሪ ፣ሓርማዝ እዮም፤ ናይ በረካ እንስሳ ኣነ ብጣዕሚ እዮም ዘፍርሑኒ። ንስኩም ከ የፍርሕኩም ዶ?

ካብ ዓይነታት ስፖርት እምኒ ምድርባይ ፣ገመድ ኩታ፣ ኩዕሶ ምፅዋት ፣ገመድ ዝላ፣ ኩዕሶ ናይ ኢድ ምፅዋት ኣሎ እዚኦም ኣካልና ንምጥንካርን ንቑሓት ንክኸውንን ይሕግዙና ንስኹምከ ስፖርት ትሰርሑ ዶ?

ናብ ዝተፈላለየ ቦታታት ብምኻድ ትወስዶ ፍልጠት ትወስዶ ትምህርቲ ጉዕዞን ቱሪዝምን ኣነ ብጣዕሚ እዩ ደስ ዝብለኒ ስደት ግን ካብ ዓድኻ ወፂኻ ናብ ካልእ ዓዲ ከይድካ ምንባር ኣነ ኣይፈቱን ንስኹም ከ ትፈትዉዶ?

ብዙሓት ተፈጥሮኣዊ ከባቢታት ኣለውና። ንኣብነት ገዳማት፣ ዓበይቲ ጎቦታት፣ ሽንጥሮታት ፣እፅዋታት ኣነ ብቶም ተፈጥሮ እሶም ብጣዕሚ እየ ዝገርም ብጣዕሚ እየ ሕጉስቲ ንስኹምከ?

ሕብረተሰብን ስድራን ኣብ ሓደ ብሓደ ተከባቢሮም ዝነብሩ ሰባት እዮም። ኣብ ስድራይ ካብ ማሕበረሰበይ ዝምሃሮ ባህሊ ሰብ ምክባር ድማ ኣሎ። ንስኩም ከ ካብ ማሕበረሰብኩም እንታይ እንታይ ተማሂርኩም?

ናይ ሱፐርማርኬት ኣቑሑ ብዙሓት እዮም መደርደሪ ናይ ዝግዛእ ወይ ከዓ ዝሽየጥ ኣቕሓ ኣለዉ ወንበራት ኣለዉ ንሒሳብ መስርሒ ክኾኖም ዝተቐመጣ ኮምፕዩተራት ኣለዋ ንስኩም ኣብ ሱፐርማርኬት ኣቲኩም ዶ ትፈልጡ?

ነቲ መንበሪ ገዛ ብእምኒ፣ ብስሚንቶ፣ ብሑፃ ናይ በሪ ማዕፆ ዝተሰርሐ እዩ፡፡ ኣብ ውሽጡ ድማ ብዙሓት ንዓይ ዝጠቅሙኒ ኣቅሑ ኣለው ናይ መመገቢ፣ ናይ መደገሲ፡፡ ንስኩም ከ ገዛኩም ብምንታይ ተሰሪሑ?

መደቀሲ፣ ፍንጃል፣ ወንበር፣ ብያቲ ወዘተ ገረ ይነብር ንስኹም ኸ?

ናይ እንስሳ ምግብታት እዉን ኣለዉ እዮም። ንኣብነት ከም ድርቋ ፣ሓሰር ፣ሓተላ ዝበሃሉ ናይ እንስሳታት ምግብታት እውን ኣለዉዎም እዮም። እዞም ምግብታት እዚኦም ንእንስሳ ከምዝወሃቡ ትፈልጡ ዶ?

ታሪካውን ተፈጥሮታትን ዝኾኑ ዓበይቲ ናይ እምነት ቦታታት ኣለዉ እዮም። ንኣብነት ኣብ ከተማ ዕዳጋ ዓርቢ ዝርከብ እንዳባፃሕማ ዝበሃል ናይ እምነት ቦታ ዓብይ ገዳም ኣሎ ተፈጥሮኣዊ እዩ። እቲ ቦታ ንሱ ትፈልጥዎ ዶ?

መጋየፅን መመላኽዕን ብጣዕሚ ብዙሓት እዮም ናይ ገዛ መጋየፅን መመላኽዕን ኣለው ናይ ከተማታትና መጋየፅን መመላኽዕን ኣለው ናይ ገዛና ናይ ባዕልና ናይ ደቂ ሰባት ኣነ ናይ ደቂ ሰባት መጋየፂ ብጣዕሚ ይፈቱ ። ንስኹም ከ ?

ካብ ማሕበራዊ ሚድያ ኣነ ብጣዕሚ ዝጥቀመሉ ቲክ ቶክ ዝባሃል ማሕበራዊ ሚድያ እዩ፡፡ ብኡ ትምሰጥ ክትፀሓሓፍ ትክእል ኢካ ቪድዮ ቀዲሕካ እውን ክትለኣኣክ ትክእል ኢካ ፡፡ ንስኩም ከ በየናይ ማሕበራዊ ሚድያ ምስ ሰብ ትራከቡ?

ባንዴራ ዝተፈላለዩ ሕብርታት ዝሓዘት ናይ ሓንቲ ዓዲ ናይ ሓደ ሕብረተሰብ መግለፂት መፍልይት ናይ ክብሪ ባንዴራ እያ ኣነ ናይ ትግራይ ዓደይ ባንዴራ ብጣዕሚ እየ ዝፈትዋ ንስኹምከ ናይ ትግራይ ባንዴራ ትፈትውዋ ዶ?

ንኣብነት ናይ ትግራይ ባንዴራ ንህዝባ ንዓዳን ትውክል እያ። ብክንደይ ናይ ቀያሕትን ፀለምትን ኣሕዋትና ደም ዝመፀ ባንዴራ ስለ ዝኮነ ክብርናን መለለይናን እዩ። ንስኹም ከ ብዛዕባ ባንዴራኩም እንታይ ኣተሓሳስባ ኣለኩም?

ኣብ ከባቢና ተፈጥሮ ዝሃበትና ደስ ደስ ዝብሉ ነገራት ኣለው። ዓበይቲ ግድምታት ኣለው ፣ህንፃታት ኣለው ፣ተኽልታት ኣለዉ ፣ብጣዓሚ ብጣዓሚ ዝፈትዎም ድማ እዞም ተፈጥሮኣዊ ዝኾኑ ሳዕርታት ተኽልታት እዮም። ንስኻትኩም ከ እንታይ እንታይ ደስ ይብልኹም?

ካብቶም መሰረታዊ ግልጋሎታት ዝብሃሉ ሓደ ኤሌክትሪክ መብራህቲ እዩ፡ መብራህቲ ኣብ ፀልማት ስራሕና ብሱሉጥን ብፅቡቕን ክንሰርሕ ይሕግዘና፡፡ ኣነ መብራህቲ ብምህላዉ ብጣዕሚ እየ ሕጉስቲ፡፡ ንስኩም ከ ብመብራህት እንታይ እንታይ ትሰርሑ?

ሶፋ፣ ቴሌቭዥን፣ ፍርጅ፣ ናይ ቡና ኣቁሑ ፣ብረድስትታት ፣ማንካታት ፣መስተይ ማይ ቡሩጭቆታት ኣለዉ፡፡ ኣብ ናትኩም ገዛ ከ እንታይ እንታይ ዓይነት ኣቁሑ ይህልዉ?

ናይ ክዳን ናይ ፀጉሪ ፋሽናት ዘመኑ ዝሓለው ቅድታት ኣሰራርሓ ናይ ፀጉሪ ናይ ክዳውንቲ ኣለው:: ኣነ ካብቶም ደስ ዝብሉኒ ፋሽናት ናይ ክዳን ፋሽን እዩ። ንስኩም ከ እንታይ ዓይነት ፋሽን ድስ ይብሎኩም?

ቡና፣ ፣ሻሂ፣ ማይ መስተታት እዮም፡፡ ኣነ ግን ቡዙሕ ግዜ ዝጥቀመሉ መስተ ማይ እዩ፡፡ ብጣዕሚ እየ ከዓ ዝፈትዎ፡፡ ብዘይ ማይ እውን ክንነብር ስለ ዘይንክእል፡፡ ንስኩም ከ?

ንሕና ትምህርቲ ብቀጥታ ኣብ ገዛ ኮይንና ንመሃር ንስኹም ከ?

ናይ ገዛን ቢሮን ኣቑሑ ወንበር መቐመጢ፣ ጠረጴዛ፣ ናይ መንደቕ ስእልታት፣ ማይ መስተዪ ብርጭቆታት ኣለዉ፡፡ ንስኹም ከ ኣብ ዝኣተኽምዎ ቢሮ እንታይ እንታይ ዓይነት ኣቑሑ ርኢኹም ትፈልጡ?

ፀጉርና ብምስራሕ ሓደ መልክዕ ካብቶም ዝውሱኹልና ነገር እዩ፡፡ ፀጉረይ ንታሕቲ ምቑናን ከም ባህላዊ ናይ ባህላዊ ቁኖ ምቁናን ብጣዕሚ እየ ዝፈትው፡፡ ንስኽንከ ከመይ ዓይነት ናይ ፀጉሪ ኣሰራርሓ ክትስርሓ ትደልያ?

ንግድን ምትዕድዳግን ማለት ዝኮነ ኣቅሓ ገዚኢካ ናብ ካሊእ ቦታ ብምካድ ካብቲ ዝገዛእካሉ ወሲክካ ክትሸጦ እንተለካ ንግድን ምትዕድዳግን ብምህለው ኣነ ብጣዕሚ እየ ሕጉስቲ ንስኩም ከ ሕጉሳት ዲኩም?

ስፖርት ኣካልና ጥንኩር ክኾንን ሕማማት ውን ብቐሊሉ ኸየጥቅዑናን ንሰርሖ እዩ ።ስፖርት ምስራሕ ብጣዕሚ እዩ ደስ ዝብለኒ። ይጎዪ፣ ኩዕሾ ይፃወት ንስኹም ከ ስፖርቲ ትሰርሖ ዶ?

እስፖርት ኣካልና ንምጥንኻር ብጥዕና ንምሕላውን ይጠቅመና። ንኣብነት ኩዑሶ ምፅዋት ካብት ሓደ ናብት ሓደ እናተቃባበልካ ትፃወት አዳሃለካ አስፖረት ትስርሕ ኣለኻ ማለት አዩ፡፡ ኣነ ዲማ ብጣዕሚ አየ ኩዑሶ ዝፈቱ ኒስኩሞ ከ?

ሃይማኖት ሓደ ሰብ ደልዩን ፈቂዱን ዝኽተሎ እምነት ኮይኑ ግን ኣብዚ ሕዚ እዋን ብሃይማኖት ብዙሕ ሰብ ናተይ ይፅብቕ ናተይ ባ ይሓይሽ እናበለ እናተብአሰ ስለዘሎ ኣነቲ ውድድርን መባኣስን ኣይፈትዎን። ንስኩም ከ ከመይ ትሪእዎ?

ካብ ቀደም ኣትሒዞም ብታሪክ ዝተቀመጡ ዓበይቲ ተፈጥሮታት ኣለዉ። ንኣብነት ከም ገዳማት ዓበይቲ ኣትክልቲ ታሪካዉያን እዮም ግን ድማ ተፈጥሮአዊ እዮም አነ ብኣቶም ብጣዕሚ እየ ሕጉስቲ ንስኹም ከ?

ኣብ ውፂት ባሕሊ ጥበብ ዝኾኑ ን ሽኽላ ስፈ ሰ መሰብ መዙሕቱ ጊዜ ኣብ ገጠር ንንጀራ መብልዒ ንንጀራ መቕረቢ ኢናን ጥቀምሉ ኣነብጣሚ ስፈቶም ሱኹምከ ኣብ በሃላዊ እንንብዓል ሰፈ ተዓንትሪ ይቶ ኣለኩ

ኲለቲካ ምትንታን ማለትዩ ብዛዕዋ ዓዲ ኸነ ኽእልዩ ብዛዕባ ዝኾን ይኹን ነገር ምትንታን ማለትዩ ዝተውሃበካ ነገር ወይ ድማ ዘሎ ኣባይታ ኣልዒልካ ንኅብረ ተሰብካ ምርዳዕ ማለት ጶለቲካእዩ ንስኹም ትድግፎ ጶሎቲካ ኣለኩምዶ።

ብተራንስጶርትን ተሽከርከርትን ከብቶም ዝብሃሉ ሓደ መኪናዩ መኪና ድማ ካብንናብን ሥራሕ ናንም ተናት ዘሕግዘና ሓደዩ ግን ብኣግዋብተ ዘይጠቕምናሉ ሓደጋ ዘብጽሑሉ ዓቕምውን ዝደኸለዩ ንስቱም ከብ መንታይ ትንቃ ሰዋሱ።

ብዙኃት ዓይነት ማሽናት ኣለዉ ናይ ገዛ ማሽን ኣለዉ ናይ ሥራሕ ቦታ ማሽን ኣለዉ ኣነ ኻብቶም ደስ ብለንን ዝፈትውን ናይ ሽጕርቲ መኽተፊ ማሽን ኢዩ ብቕልጡፍ ዝራሒንዂድ ሂግዘኒ ስምከተ ዓይንቲ ማሽን ትፈቱ።

እዚ ምግብን መስተን ናይ ቡዙሕ ሰብ መእከቢ ከምኡ እውን ምስ ቡዙሕ ሰብ እናዋግኣኻ ምግቢ እትበልዐሉ መስተ እትሰትየሉ መተኣኻ ኸቢ ቦታ እዩ ። ንስኹም ከ ንመሓዝትኩም ኣብ ምንታይ ቦታ ተግንይዎም ኣብ እንዳመስተ ድዩ?

መጋይጽታት ናይ እዝኒ፣ ናይ ክሳድ ፣ናይ ኢድ ጸጕርና ብምጽብባቕ ቆዊዕ ንዝተፋ ለዩ መማላኽእታት ብምግባር መጋይጽታት ንብሎም። ንስኹምከ መጋይሕጽታት ተጠቅምኩም ዶ ትፈልጡ?

ናይ ገዛ እንስሳ ንበዓልድሙ ኸልቢ እዮም ናይ በረኻ እንሳ ዝብኢ ሓርማዝ ሓርገጽ ግና ብዙኅ ቦታ ናይ በረኻ እንስሳ ናብ ገዛምፂኦም ለ ማዳታት እንሳ ናይ ገዛ ይገብርዎም እዮም እዙይ ዝከኣልዶ ኣይምስለኩም?

መዝናነይ ቦታ መናፈሻ ኣሎ ብቤት ምግብን መስተን እንዳቡና ይመሰሉ መናፈሲታት እመኽድቁ ይዛናጋ ምስምከ ኣብያቤ ቦታ ትዘናግሩ።

ሕብረተሰበይን ስድራይን ባህለይን መንነተይን ፈሊጠ እየ ዓብየ ኣነ፣ ንስኹም ከ ኣበየናይ ማኅበረ ሰብን ስድራን ዓብኹም? ኣነ ኣብ ትግራይ ባህለይ ፈሊጠ ዓብየ ንስኹም ከ ኣበይ ኣቢኹም?

ብዙኃዝ ኣይንሳት መጉሳታለዉ ናይ ጾምን ናይ ሥዕረትን ካብቶም ናይ ጾም ምግብታት ሽሮ ቖሥጣ ሥላጣ ካብቶም ናይ ሥዕረት ድማ ሥጋ ቛንጣ ሥጋ ፍርፍር ቀየኅ ጸርኂ ኣነ ብጣዕሚ ዝፈት ናይ ሥዕረት ቀየሕ ጸርሒ ሰንከት ኣይትፈቱ

ማይ ማያብራህቲ መንገዲ ሕክምና መሠራታዊ ግልጋሎት ክንርኽቦም ዘለናዩም ተምጕልጋለትሶም ስለ ዝረክብ ድማ ኣነ ሕጐስጢየ ብሶምኪ ተምጕልጋለት ሶምስ ረኽብዶ?

ሓደ ሰብ ምስ ሓደ ሰብ ክፋለጥ ከሎዉን መፋለጢ ይበሃል እዩ፡፡ ኣብ መንጐኻ ኮይኑ ንስኻ መን ምዃንካ እሱ መን ምዃኑ ክነግረካ ኸሎ ትፋለጥ ኣለኻ ማለት እዩ፡፡ ምስ ሰባት ተፋሊጥኩም ዶ ትፈልጡ?

ተፈለቲ ሰባት ዝኾና ብደርፊ ትምኒት፣ ራሄል ፣ጥርሓስን ኢየሩሳሌም ካብዘን ኣነ ብጣዕሚ ዝፈትወን ድማ ትምኒት ወላይ አያ፡፡ ንስኹም ከ ናይ መን ፈተውቲ እኹም?

ን ናይተ ፈጥሮን ከባብን ኣድናእቲ ኣብ ካባቢና ዘለዉ ተፈጥራዊ ነገራት ኣትክልቲ ኣቤቲ ጐበታት ኣቤቲ እምባታት ኣእማን ተፈጥራዊ ነገር በጥዓ ሜ ዝፈቱ ሶምከ ተፈጥራዊ ዝፈቱ?

ብደርሆ በጊዕጤል ድሙ ኸልቢ ናይ በርኻ ድማ ኣምበሳ ዝብኢ ሓርማዝ ሃርገጽእዮም ኣነ ናይ በርኻ እንስሳ ብዙኅ ኣይፈቱን ዘኹምቀትፈትዎምሎ።

መሣርሒ ማለት ንንሠርሖ ሠራሕ ብዂልጡፍ ሠሪሕና ንምዉዳእ ዝኣገልግሉና ኣኡሑ መሣርሒ በሃል ኣነ መሣርሒ ብምህላዊ ሕጐስተ ኣስምከ።

ኣብ ኪባቢና ብጥዕሚ ብዙኃት ዕፅዋት ኣለዉ። ብጣዕሚ ደሥ ብሃልቲ ተፈጥሮ ዝሃበትና ባዕሎም ዝበቕሉ ባዕልና ተኺልና ነብቆሎምውን ኣለዉ ኸም ጸሊምበርበረ ሚ ተፈጥራዊ ዘኾነ እምበባ ደስ ደስ ብሃልቲለዉ ዝጽምከት ዓይነት ትፈቱው?

ከምንጀይራ ሕምልቲ ምፍራምርን፣ ባስታ ፣መኮሮኒ፣ ቅጫ ኣነጣሕ ምዝፈሶ ምግብግን መኮሮኒ ፋስታንዩ ስኹምከ ታይትፈሱ ትኾኑ ስከምገሩና?

ከም መልከእነን ኣተሓሳ ሰባናን ኃይማኖትናውን ብኡልክ እስተፍላለይ ንኣብነት ብዙሓት ኣይነት ኃይማኖታትለዉ ኦርተዶኩስ ካቶሊክ ሙስልም ኣነ ናይ ኦርተዶኩስተ ኸታልት ስለ ዝኾንኩ ብጥኣመይ ሕጉሥቲ ይስኾምከ።

ካብ ዝተ ወለድካሉን ዝዓበቓሉን ማኅበረ ሰብ ዓዲ ወፂኻ ኽትኸድከለኻ ሥደት ይበሃል ሰይትፎልጦቦታ ንምርኣይ ክትኸድቀለኻ ርማ ጕዕዞን ቱርስምን ይበሃል ጐብንኻ ርኢኻ ንም። ምላስ ኣነናይ ስደደጋ ፍቴኮንኩን ንቶንገ።

መጋይፂ ናይ ኢድ መጋይ ጽሎ ናይ እዝኒ መጋይ ጽሎ ናይ ክሳድ መጋይ ጽሎ ናይ ገዛ ኣቕሑ መጋይ ጽውናሎ ኣነዞም መጋይፂ እዘዮም በጣም መየፍረቶም ኣስቕምከ።

በተለይ ንሕና ኣጓላት ብዙኃት ዓይነት መጊይት ጽታት ዮም ዘለዉና ካብ ናይ እዝኒ ናይክሳድ ናይእ ጀሚርካ ኣብ ገጽናኒ ልከዮም ስ ተፋላ ልዩ ኅብርታትና ኣለዉ ብኦንጌራ ንደምቕ ኣጓላት ኣኅዋተይ መጸዋበቕ ኣለክምበቕ።

ምግብን መስተን ወናብር ናይ ተስኣናገድቲ ሰባት ኣለዉ ውሽጢ ኾይነን ትእዛዝ ዝቕበላ ኣዋልድ ወይም ኣወዳት ውን ኣለዉ ኣብቲ ስራሕ እሱ ኣነፍዙኅ ተሳታፊት ኣይኮንኩን ስኹምከ ዝስራሕ ንሱ ትሰርሕዶ?

ትምህርቲዩ ማለት ዘይትፈልጦ ነገር ምፍላጥዩ ኣብ ቤት ምርትኻ ካም መምህራንካ ኣብ ሕይወትካውን ዘጋጥሙ ሃብዙኃት መገራት ካብኦም ተማሂርካ ብፈፃሕሊ ሕይወትካ ጽቡቕ መግባርዩ ኣነ ብምምሃርብ ዳሜ ሕጉሲ እስኹምከ ብምምሃርኩም ኸመይኹም።

በህልና ብጥበብ ዓዲውናኽነቐበዂለና ብጣም ሰሓባይኮውን ኣብነት ዓነብ ዓዲ ጥልፊ ቕወርወት ማሕዘል ደጣምእየ ዝፈቶም ስኹምከ ናይቶም ጥበብን ባህል ንሶም ተጠቀምቲድኹም።

ኣትክልትን ኣኅምልትን ኣካልና ጠንኩር ክኸውን ጠዕናናት ዝተሓለወክኸውን ይሕግሰና ኡ ድማ ቖሱጣ ፣ሥላጣ ፣ካሮት፣ ብዙኅ ጊዜ ኣነ ይምገብ ሶምከ ኣኅምልትን ኣትክልትን ትምገውዶ ትፈትዎምዶ?

ፋሽን ማለት ጊዜ ዘምጽኦም ነገራት ምጥቃም ማለት እዩ። ንኣብነት ሶቅር ናይ እዝኒ ኣብ ኣፍንኻ ምስቋር እሶም ከም ፋሽንን ዘመናዊነትን እዮም ስሕሰቡ ኣነ ግን ናይዞም ፋሽን እሶም ትኸታሊት ክኮን ኣይደለን። ንስኩም ከ ተኸተል ዲኩም?

ከተማ መጋየጽን መመላኽዐን ኣሎና ንኣብነት መብራህትታት በብኅብሩ መብራህትታት ኣለዉ ኣብቦትኡ ዝልጠፉ ሥእልታት ኣለዉ ብጣዕ መኤ ዝፈጦም ስምከይካብ ከተማኹ ደስብለኩም መጋይጽ ኣይኑ እዩ።

ብዙኃት ዓይነታት መሠረርታዊ ልምዓታት ኣለዉእዮም መብራህቲ መንገዲ ሕክምና ትምህርቲ ዞም ኣገልግሎታት እዘዮም ኣነ ብዝግባእ ይረኽቦም የ ንስኹምከ ኣከባቢኹም ዞም መሠረታዊ ልማዓታት እዚዮም ብዝግባ ትረኽብዎምዶ

መሠረርዊ ግልጋሎስ ከምማይ፣ መብራህቲ ፣ስጳልቲ ፣ሕክምና ብዙኃት እዮም ።ዞምግልጋሎት እስኦም ኣብ ቀረዋይ ኣግኒ ኣነ ስለ ዝግልገሎሎም ብጣሕመሕጐስቲ ንስኹምከ?

ኣርክትክቼርን ህንፃን ስራሕትን ድዛይን ገይሮም ዝገርሙ ስራሕቲ ዝስርሑ ንኣብነት ኣብ ናይ መቐለ ዩንቨርስቲ መእተዊ ዘሎ ህንፃ ብመሳርሒ ህንፃ ስራሕ ዝተሰርሐ እዩ ብጣዕሚ ደስ በሃሊ ንስኹም ከ ኸመይ ሪኢኹሞ?

ኣትክልትን ኅምልትን እንድኅርኒ ምገብ ኣካላትና ጥንኰርኢኸውን ኣብነት ከምኒ ቆስጣ፣ ስላጣ ፣ካርት ኣራንሽ፣ በንና ንድኅርኒ ምገብ ኮይንና ኣካልናት ጽቡቕ ኢኸውን ታይታይት ምጋጕዝቶኸምከ ትፈትዎምዶ?

ናይ ገዛን ቢሮn እቁሑ ወንበርን ሶፋን መበሊ ጠረቤዛ ሶፋ ማይመስተይ ዞም ኣገልግሎታት ተገልጊለ ብጽቡቕ ሥርሐይ ወዲኤ ንኽወጽእ ይሕግዙኒዮም ንሰኩም ክ?

ኣራት ወንበር መቐመጢ ሶፉ ዳቡና ኣብ መንድቕ ዘስቀሉ ሥእልታሓት ማይ መመገቢና ጊባቦ መጎቦ ምድጃ ሶንካኣብ ገዝኾምተይ ንተይኣንተቑሕ ኣለኩ።

ብትምህርቲ ኣብ ሃይሞኖታዊ ዝኾኑ ቦታታት ውን ይውሃቡ እዮም፡፡ ሃይማኖት መራሕቲ ኣቦታትና ናይ ሃይማኖት ትምህርቲ ንወ ሃብ ኢና፡፡ ንስኹም ከ ናይ ሃይማኖታዊ ዝኾነ ትምህርቲ ትወስድ ዶ?

ካብ ሕጊ መክበርቲ ሓደ ጠበቓ እዩ። ጠብቓ ምስ ውፅዕቲ ኾይኑ ወይ ድማ ምስ ውጽዓት ኮይኑ ሕጊ ዘስፍን ናይ ሕጊ ኣኽባሪ እዩ። ኣነ ጠብቓ ብጣዕሚ እየ ዝፈቱ ንስኹም ከ?

ሕርሻን ግብርናን ንሰርሐሉ መብዛሕቱ ጊዜ ኣብ ነጻ ዝኾነ መሬት ሓሪስና ደስ ዝበለና ምህርቲ ዘሪኢና ንባዕልና ተጠቒምና ኾይንና ንሕብረ ተሰብና ዉን ንጠቕመሉ እዩ፡፡ ኣነ ናይ ሐርሻን ግብርናን ሰራሒት እየ፡፡ ንስኹም ትሰርሑ ዶ?

ብዙኅ ዓይነት መሳርሕታት ኣለዉ ዮም ኣብነት ኣብንዳ ጸጕሪ ንጥቀመሎም ንጸጕርና መጠቕለሊ መዘረቒ መስሀቢ ጸጕርና ብሃዊ ሰሓብ ዚኦም ተጠቒመ ኣነተ ሠርሒ ፈልጤ ስምካያት ስርኅዶ።

መሥርኂ ንኣብነት ከምቢሮ ዕርሳስ ደፍተር ነተምሃራይ መሥርሕኡ እዮም ብእኡ ገይሩ ድማ ትምህርቲ የቐስመሉ ስኹምከ ብምንታይ ታይ ዓይነት መሣሪሐ ኣለኩ

ትምርት ብዙኅ መንገዲ ንረክበ ኢና ካብቶም ኣነ ዘግንዮም ትምህርትታት ካብ ዓቤቲ ወለዲ ናይ ዝነበረ ታሪኽ ናይ ሒሉፉ ታሪኾም ክነግርኑሰለዉ ካብ ኮፍ ኢለ የ ዝምሃር ጹምከ ካብይ ካቤይ ትምርቲ ተቀስሙ?

ሕብረተሰብን ስድራቤትን መሰረት ህይወት ሰብ እዮም። ስድራቤት ቀዳማይ ቦታ ፍቕሪን ምዕባለን ዝረክብ እያ። ሕብረተሰብ ሰባት ብሓባር ክነብሩን ክረዳዳኡን ይገብር።

ሰላጣን ካሮትን ኣቫካዶን ሽጉርቲን ኮሚድረ ብጥዓሚ ኢዩም ደስ ይብሉኒ ብሓደ ሓዋዊስና ኽንጥቀሞሎም እንተለና ንነፍስና'ውን ጠንካሬ ክህልወ ይገብሩ ንስኩም'ከ ናይ እንታይንታይ ሓምልቲን ፍራምረን ተጠቀምቲ ኢኹም?

ጥበብን ባሃልን ብዝ ተመልኡ ዝስርሑ ናይ ባህላዊ ዝኾኑ ሠርሓ ትሳት ኣለዉ ኸም ንባዓል ስፈ መሰው ኣብ መርዓ ብባህል እንጀራ ኂዘናሉንኸል መሰብ በሃል ኣነብታ ዕሜ ዝፈቶ ስኹንከት ትፈልጥወሎ?

ከም ንብዓል ናይ እዝኒ ማይክሳድ ናይ ግምባር ክዳም ጫማ ጽቡቓት መጋይጽታት ተጠቒመ ኣነ ንብዕለይ የጊጽየ በጣ መኻ ዝፈቶም ንስንከ።

ማይ፣ መብራህቲ፣ ሕክምና፣ መንገዲ እዞም መሰረታዊ ልምዓት እዚኦም ብምግናየይ ኣነ ሕጉስቲ እየ፡፡ ንስኹም ከ እዞም መሠረታዊ ልምዓት እዚኦም ተግንዩ ዶ?

ኤለትሮኒከስ ውፂ ዝኾኑ ንኣግነት ስልኪ ቆምጵተር ጵላዝማ ተለብዝን ብጥዓሚ ብዙኃት እዮም ኣነ ንሶም ይፈቶሜ ይጥቀመሎም ኸዓ ስኹምከ ብኣቶም ትጥቀምዶ።

ኣብ ቤት ምግብን መስተን ዘግሚዎም ብዙኅ ጊዜ ኣልቆላዊ መስታሳት ኣለዉን ነዲወጌዝ ዳሽን ናይ ሠደት ምግብውን ጥብሢ ቀየሕ ጸብሒ ኣነብጣ ምስ ፎቶ ኣራጃ መስተዩ ተምከታይ ዘሲብለኩምንታኣይተጠቀሙ።

ኣራት ምንጽሓፍ መስርሕ ሚግዊ ተለብዝን ሶፋ ብዙኃት ናይ ገዛቑቡ ኣለዉ እዮም ማይንሰት የሎም ብርጭ ቖታት ዓበር ማዲሩ ዝቕምመጹ ስኹምከ ኣብ ናይ ገዘኹም ኣቝሑን ታይንፋይ ኣለኩም

መሠረታዊ ልምዓታት መንገዲ ፣ማይ፣ ሕክምና ፣መብራህቲ እዞም መሠረታዊ ልምዓታት ስለ ዝጥቀመሎም ኣነ ሕጐስቲ እየ፡፡ ንስኹም ከ ኸምዚ ከማይ ሕጉሳት ዲኹም?

ካብ ዓይነታት መስተ ንብሎ ሓደ ብባህልና ዝፍለጥ ኣዲታትና ዘሠርኅኦ ሥዋ ዝበሃል መስተ ኣለና ።ሜስ ዝበሃልውን ኣለና። እዚኦም ኣነኳ ምስራሕ ኣይኽእልን ስኽሙካ ያ ትኽእልዎምሎ?

ሃይማኖት ሓደ ሰብ ደልዩ፣ ፈቒዱ፣ ፈሊጡ ዘምልኾ ሃይማኖት ይበሃል፡፡ ናይ ክርስትና እምነት ተኸተልቲ ኣለዉ፣ ናይ ሞስሊም ኣለዉ፣ ናይ ጴንጤ ኣለዉ፡፡ ንስኹም ከ ናይ ኣየንኡ ሃይማኖት ተኸተልቲ ኢኹም?

ኣብ ኅብረተ ሰበየን ስድራይን ብዙኅ ነገር ተማሂረየ ሰብ ምኽባር ባሃለኸ ምፍላጥ ምስ ሰብ መረድዳ ናይ ኣናባብራ ዘድይ ምፍላጥ ስኹምከ ምስ ማኃበረ ሰብኩምን ምስ ስድራኹም እንታይ ታይ ተማሄርኩም?

መጋይፂ ኣብ ናይ ሰብ ኣካላት ነፍስ ዝግበሩ ንኣብነት ኣብ እዝኒ፣ ኣብ ክሳድ፣ ኣብ ኢድ ኣብ ከተማናት ዝግበሩ ኣብዞም ጎዳናታት ዝዘርግሑ መጋይፂታት ኣለዉ። ኣብ ገዛና ዝንጥልጠሉ ነገራት መጋየፅታት ኣለዉ ንስኹም ከ ናይ እንታይ መጋይፂ ትፈቱ?

ሥራ ሕይወትና ስዒርና ኣብ ጽቡቕ መናዋብሮ ንምንባር እንገበ ፀዓርእዩ ሥራሕ ዝበሃል ኣብነት ሓኪም ሓኪም ንሕሙማቱ ዝግባ መድኒት ሂቡ ካብ ሕማም የናግፍ ኣነ ሓኪም ብጣም የርፈቱ ሶምከን?

ፋሽን ካብ ዘመን ዘመን ማታማሓይሽሽ ዝመጹ ሓደሽቲ ቕድታት እዮም ኣነ ማይ ፋሽን ተኸታል ኣይኮንኩን ሶምከ ፋሽን ተኸታሉዶ ብፋሽን ኸመይትገልጥዋ።

እፅዋት ጥቆል በርበረ ጨዓ ብሃርዛፍ ብዙኃት እፅዋት ኣለዉ ዘምጽዋት ሶም ኣነ ብጥዕሜሕጐስቲ ብጥዕሜኻ ዝ ፈቶም ኣስኹምከት።

ሓደ ሓደ ሰባት ናይ ዋዕሎም መፍለጢ ኣለዎም ምኽንያቱ ክውለድ ኸለዉ ዝኾነ ምልክት ኂዞም ይውለዱ ወይ ከዓ ምዝተወለዱ ኣብ እዋን ኣቤቶም እንተስብሓ ደጋ እንተ ብሢሰፍላልየ ነገር ኾነ መፍለጥ ህሉ ኣቦእ ኸዓ ንፈል እዮም ሶምከ ሰብ መፍለይ ዘለዎዶ ትፈልጡ?

ኣብ ከባቢና ዘለዉ ተፈጥራዊ ነገራት ከም ትኽሊ እማን ዓቤት እማን ዝግባእክን ሕዞቦም ክንንካባኸበሚኑ ዝግባእ ምኽንያቱ ኽጠፍኡ ስለ ዝኽእሉ ኲላህናንንካባኸቦም ስኹምከ ትንካባኸቦዎምዶ።

ኣይነታት ተሽከርከርቲ ሓንቲ ዝኾነት ሞተር እያ ሞተር ድማ ካብ ቦታ ናቦታ ተንቀሣኣስና ሥራሕና ኣብ ጊዜና ኽንወድ ቲሕግዘና ኣነ ሞተር ይፈቱ እየ ግን ብኣግባውተ ዘተጠቒምናላ ሓደጋ ስለ ተብጽሕልና ተጠንቅቕና ነጠቐ ስኹምከ ኣብ ሞተር ዘለኩምግን ዛቤት ኣይመስል

ትራንስፖርትን ተሽካርከርትን ከምቲ ጥቕሞም ጉድኣቶም ውን ብኡ ልክዕ ከቢድ ስለ ዝኾነ ቅድሚ ጕዕዞ ምጅማርና ክንሪኦ ዝግብኡ ነገራት ክንርኢ ኣለና፡፡ እስኹም ኣብ ጕዕዞኹም ትኸድዎ ተሽካርከርትኹም ርእኹም ዲኹም ትብገሱ?

ኃይማኖት ማለት ሓደ ሰብ ብድለቱ ወይ ድማ ካብ ገዙ ካብ ስድርኡ ዘተረከቦ ናይ ኃይማኖት ብዙሓት ኣለዉ ኣብነት ክርስትና ፡እስልምና ኣነ ናይ ክርስትና ተኸታልት ስለ ዘኾንክ ሕጉሥቲየ ኣነ።

ካብ ሕብረተ ሰበይን ስድራይን ዝመሃሮ ነገር ብጣዕሚብዙሕ እዩ፡፡ ባህሊ ናያ ኣናባብና ዘይበ፣ ኣካዳድናና፣ ኣባላልዓ ካብ ሕብረተ ሰበይን ስድራይን እየ ዝመሃር፡፡ ንስኹም ከ ካብ መን ትመሃሩ ካብ ሕብረተ ሰብን ስድራኹምን ዲኹም?

።መጋይፂ ኣብ ዝደለናዮ ቦታ መልካ ዂስኸልና ኣብ ዝደለናይ ነገር እንገብሮም፣ እነቕምጦም ኣቝሕዉ መጋይፂ በሃሉ ብዙኃት መጋየ ጽታት ኣለዉዮም ኣነ ናይ መጋየጺ ተጠቃሚዶይ ስኹምከያ ተጠቅምትዶሆም?

ባህላዊ ሕክምና ማለት መጠኑን ሓቐኑን ዘይፍለጥ ብትምህርቲ ዘይኮነስ ብተሎምዶ እናተወሰደ ዝመፀን ዘሎን እዩ፡፡ ኣነ ናይ ባህላዊ ሕክምና ደጋፊት ኣይኮንኩን፡፡ ንስኹም ከ ናይ ባህላዊ ሕክምና ደገፍቲ ድኹምስ ኣይኮንኩምን?

ናይ ገዛ ኣቕሑ ከንሶፋ ኣቝሕቡና ቴሌብዝን ፈረድ ናይ ምግቢ መብሰሊ ብረድስቲ ምድጃ ናይ ንጀራ መሰንቀቲ ምጐጎ ብዙኃት ኣለዉና ስቶም ከንታይ ምታይኣለዉፍን

ታርካውያን ዝኾኑ ተፈጥሮታት ኣብ ትግራይና ብዙሓት ኣለዉ እዮም፡፡ ንኣብነት ኣብ ከተማ ዕዳጋ ዓርቢ ዓብይን ገዳማ እንዳ ፃሕማ ዝበሃል ገዳም ኣውነ ፃማ ዝበሃል ኣሎ፡፡ እቲ ተፈጥራኣውን ታሪካውን እዩ፡፡ ት ቦታ ሱ ትፈልጥዎ ዶ ትኾኑ?

ጥበብን ባህልን ቀደም ኣቦታትና ኣዲታትና ብጥበብን ባህልን ዝሠርሕዎ ስራሕቲ ብዙሕ ነይሩ፡፡ ንኣብነት ስፈ ከም ዓለባ ዓዲ ፣ጥልፊ ኣዴታትና ዝሰርሕኦ ኣቦታትና ድማ ዕርፊ ፣ነዊት ዝባሃል ናይ ማሕረስ ንስኹም ከ ኣለኩም ዶ?

ልስሉሳት መስተታት ዝበሃሉ መስተታት ኣለዉ ንኣብነት ማይ ምሪንዳ ጴሲ ኮኳ ሰብን ኣብ ብዙኃትዮ ኣነ ዝፈትዎ ግን መሪንዳዩ ስኹምገናይ ይንታይ ልሽልስ መስተት ተጠቀምቲ ኢኹም።

ሓደ ነብረት ናይ ባዕልኻ ምዃኑ መፍለጢ ምልክት ገርካ ናይ ባዕለኻ ምዃኑ ትፈልየሉ መንገዲ መፍለጢ ይበሃል። ኣነ ኣብሕሰይ ናይ ባዕለይ ዘብሎም መፍለጢ ኣለዎ ስምከ ኣባቝሐትኩም መፍለይ ኣለኩምሎ?

ጳሽን ካብ ዘመን ዘመን ናጥቕይረ ዝመጽእ ነገርዩ ብዙኃት ሰባት ፋሽን ተኸተልቲ ኢናናበሉ ናብ ሕማ ነገራት ኸዱው ነዕዘቢኢና ኣነ ብዙኅፋሽን ተኸታል ቲኾንኩን ስኹምከ ተኸተልቲ ድኹም።

ጫማ ፅሬትና ንኽንሕሉዊ ይሕግዘና እዩ ። ካብ ሓደጋ'ውን ይከላኸለልና እዩ ፋሽን ኮይኑ'ውን ብብዙሓት ኣማራፂታት ይመፅእ እዩ። ንስኹም'ከ ጫማ ብዙሕ ጫማ ዶ አለኩም ናይ ጫማ ተጠቀምቲ ድኹም።

ጳስሳ መኮሮኒሩዝ ብጥዕሚ ዝፈትዎምን ንምሥ ራሑም ድማ ምችዋትን ቀለልትን ዝኾኑ ምግብታትዮም ኣነ ብጥዕሚየ ዝፈትም በተለይ ድማ ጳስታ ብጣዕመየ ዝፈቱ ስምከ ካብ ጳስታ መኮረኒሩዝ እንታይንታይትፈቱ።

ዘይና ኣብ ዝኾን የኹምብታ ኾንና ወይ ብስልግና ወይ ብሬድ ወይ ብምስልም መርይ ኤንሰምኦ ዘይናይባህል ኣነ ዘይና ብምስማዐይ ድድኅ ነገር ይዝደቀም ሶንቀ

ማልኪታቕቱ ዙሓት ኣለዉ ንዕብነት ዝብልዕለዉ ዝስተየለዉ ዝሥርኅዉን ኣለዉ። ኣነ ቶም ብቐታ ተኣሽዶም መፂኦም ዝብልዑ ተጠቀሚቴ። ስኹምከና ይነኦም ተጠቅምቲ ኢኹ?

መጋይጽን መማላኽዕናይ ከተማና መብራህቲ በብሒሩ ኣለዉ ጋልኦቱውን ኣብ መንጎ መንጎ ደው ዘበሉ ደስ ባሃልቲ ኣትግልቲ ኣለዉ ኣነ ናይ መጋይጽ ከተማና ብጣዕመይ ዘፈልጦ ሓወልትዛትን ኣለዉ ሰምከ ኣይንኡደስ ይብለኩም።

ጽሕፈት መሣርሕ ኣቝሑ ነብዓል ቢሮ ነፃ ወረቐት ጠረቤዛ ወንበር መቐመጢ ዞም መሣርሕታት ገይረ ሥርሐይ ስለ ዘቃልል ኣነብጥዓመይ ሕጉሥቲ ንስኹምከ?

ብመኅበራዊ ሚድያ ማለት ሰብ ኣገገዝ ኾይኑ ብስልኩ ፌስቡቅ፣ ብቲክቶቅ ፣ብእንስተግራም ክራኸብ ዝኽእል ሓበርሳሳትውን ክለዋጠሎ ዝኽእል ባይታ እዩ ኣነብጣሕ መይዝጐቶ ሶንቀ።

ብዕዞም ቱርዙምን ብጣመይዝፈርቱ ገዳማ ትናፍስተ ፍላል ዓድዳ ትናኸድኩ ዘይፈልጦ ኽፈልጥ ይደልየ። ስደት ግን ካብዓድኻ ምፍንቓ ስለ ዝኾነ ኣነ ስደት ደጋፊት የኾንኩን ሱኹምከ ኣብ ስደት ድኹም ዘለኹም ኣብዓድኹም?

ኣብ ስተፋላልዮ ኣካራትና እንገብሮም መልገዕክዉ ስቡል ና እዮም ኢልና እናሓዞም ከም በዓል ናይ እዝኒ ናይ ክሳድ ናይ ኢድ ናይ ኢግሪ ኣለ። መትሕዚ ፆጕሪ መጋየ ጽሳት ኣነይፈቴ ስኽንከት ፈትሎ?

ናይ ወዲ ሰብ መጋያጽን መማላኽዕን ክዳና ኣሎ ጫማ ኣብኢድ ዝእሠር ኣብ ግምባር ኣብ እዝኒ ኣብ ክሳድ ዝእሠሩ መጋይት ጽታትለዉ ኣነብጥዕ መይስ ፈቶም ስኹምከቶም መጋይጽ ሶም ትጥቆምሎምሎ።

ኣበት ክልቲ ኣራንሽ በነና ጳጳዮ ኣበካዶ ብጣሜ ስፈቱ ካብ ኣኅምልቲ ድማ ቖስጣ ሥላጣ ኃምሊ ኣነ ተጠቃሚቴ ሶምከ ኣቲ ገልተን ኣኅምልትን ትጥቃሙዶ ታይት ኣይትፈቱ

ኲዕዞም ተርዝምን ስደትን ካብቦሰኣና ቦታ ምንቀ ሥኣስ ዘይትፈልጦ ነገር ወይድ ማነት ደልዮ ነገር ድምርካል እትኸዶም መንገድኡ ሥደት ኣነ ደጋፊቴኾንኩን ኣስኹምከን።

ቤቲ ምግብን መስተን ዝተፋላለዩ ኣይነታትን ብዙኅ መማረፅ ዘለዉ ምግብታትን መስተታትን ይግኒ ኣልኮላውዩ መስተታት ልስሉስ መስተታት ምእንስሕልን መስተታት ሉ ምግውንከምኡኡበይ ኣይኖቱ ሽሮ ኣኅምልቲ ኣነ ብጥዓምዝፈት ልስሉስ መስተ እዩ።

ሙዙቃ ሓደ ደርፊ ስሚዕቱ ዝገል ጸሉ ዝተሰምዖ ነገር ብደርፊ መልክዕ ገይሩ ዘውፅኦሉ እዩ ኣነ ናል ሙዚቃ መዳመጺቲ ንስኾምከ ሙዚቃ ተዳ ሙጽሮ ታይትፈቱ ካብ ኣይነታት ሙዙቃ

ጸጕሪ ኣባና ኣብ ደቂ ሰባትን ኣብ እንስሳትን ኣብ መላእ ነፍስና ዝርከብ ጸጕሪ እዩ ንጽባቐን ንመካላኸሊ ቀርወትናን ይጠቕመና ስምከት ጸጕሪ ንምንታይ ጠቕመኩም ኢልኩም ተሓስቡ?

ንግዲ ካብቲ ዝገዛእኻዮ ይኹ ወሲካን ኸልክሰጠሉኽለኻ ንግዲ ይብሃል ምትዕድዳኽ ድማ ዘለካን ኸልእ ሰብዝህቦ እሱኻ ንኣኻ ይህበካ ምትዕድዳኽ ይብሃል ኣነ ናይ ንግዲ ኣትናቒት ኹንኩን እስኹምከናይ እንታይትነቒት ይኹ።

መጻሕፍትን መጽሔታትን ፍልጠትን ዜናን ዝሓዙ ንባብ ነገራት እዮም። መጻሕፍት ብዝርዝር ፍልጠት ይሃቡ፣ መጽሔታት ግን ሓደስቲ ሓበሬታ ይቐርቡ። ክትባብ ሓሳብ ይስፋሕን ፍልጠት ይውስኽን።

ስተፋላለዩ ኃይማኖታትሉ ናብነት ክርስትና እስልምና ሰብ ከከም እምነቱ ደስበሎ እምነት ክኽብተል የኽእል እዩ ኣነግን ናይ ክርሥትና ኃይማኖት እምነት ተኽታል ስለ ሰንካክስተይ ዝሰንከ።

ብዙኅ ዓይነት ፋሽናትኣለዉ ፋሽን ናይ ገዛ ኣቝሕ ሓለዉ ፋሽን ናይ ክዳውንቲ ፋሽን ናይ ጣማሙ ብዙኃት እዮም ኣነ ካብቶም ዝፈጾ ፋሽን ናይ ክዳውንቲ እዮም ስምከታይ ዓይነት ፋሽን ትኽተሉ ካይ ኣይነት ፋሹም ትፈርቱ።

መፅሓፍትን ጋዜይጣታታትን ምንባብ ናይ ምንባብ ክእለትና ኽዓቢ ርእስና ክሰፍሕ ኣተሓሳስባና ውን ብኡ ልክዕ ኽሰፍሕ ይሕግዘና እዩ፡፡ ኣነ መፅሓፍን ጋዜይጣን ብጣዕሚ እየ ዘንብብ ብጣዕሚ እየ ኻኣ ዝፈቱ ንስኹም ከ ተንብቡ ዶ?

ሓደ ናይ ገዛ ሥራሕሎ ናይ ገዛ ሥራሕ ቁልዑ ምሕጻብ ጊዳዉንቲ ምሕጻብ ምግቢ ምሥራሕ ብጥዓሚ መድ ከሚ ዝኾነ ሥራሕ እዩ ዞም ሥራሕቲ ዚኦምቀ ስኹምቲ ኽእል ዎዶ

እግራይና ብዙኃት ታሪካዊ ተፈጥሮታት ኣለዉና ንኣብልነት ገዳም ገረዓልታ ገዳም ገርዓልታ ኃይማኖታዊ ዝኾነ ኣውዪዪ ተፈጥራዊ ጶታ እዩ ብዙኃት ሰባትን ናብኡናኸዱ ትርዝም ይገብሩ እዮም ኣነብጣዕሜት ፈቶስ ኹምከ።

መጽሓፍን ጋ ዘይጣታትን ካብዝ ሓለፈ ኽኾኒ ኽእልዩ ካብ ሕዚ ዘሎ ክኾነ ኽእልዩ ታሪካት ሓበሬታታት ጽሒፎም ዘውፅሉ ሓበሬታታትን ነግኔ የሎም መጽሕፍትን ኛጋዘይጣታትን እዮም ኣነ ሕጉስቲ የ ጾንከ።

ኅሜልትን ነፍስ ኣጥሚዩ ናብነት ከም ሥላህጣ ፡ቖሥጣ ሓምል ፡ኣነ ብጣኣሚየ ዘፈቱ ንኣካላት ማውን ጽቡቓትዮም እስኹምከ ትፈትለትኾኑ ?ቈሥጣ ፡ሥላጣ

ዘተሓወሶም ባህላዊ ዝኾኑ ነገራት ብዙሓት ኣለዉ ንኣብነት ከም ማረስ ንማሕረስ ንግልገለሎም ነዊድ ዕርፊ ዘበሃሉ ኣቦታትና ዝሠርሕዎም ባህላውያን እዮም እሶም ንስኾም ትጥቀምሎምሎ?

ኃይማኖት ሓደ ሰብ ደልዩ ፈቂዱ ዝኣት እምነትዩ ብዙኃት ኣይነት ኃይማኖታት ኣለዉ ክርስትና ስልምና ጴንጠ ኣነ ናይ ክርስትና ተኸታል እቲ ሱኹምከ ናይዮናይ ኃይማኖት ተኸተልቲ እኹም።

ካብ ተፈለቲ ሰባት ድራማ ዘሠርሁ ሰላም ተስፋይ ግሩም ኢርምያስ ኣነ ብጥዕሚ ዘፈትዋ ሰላም ተስፋያ ስኅምከ ድራማ ትርኢዶ ? ተፈለቲ ሰባትከ ንመን ትፈልጡ?

ብህኣስምገክምና ንዓብነት ጸሊም በርበረ ቀጥቂጥና ምቖልዓ ንሃናት ንዕናውን ክሕመናኸሎ ናጫነና መድሃኒት ስኾነናዩ ባህላዊ ሕክምና ብዙኅ ሰብይተቕመልየ ባሃላዊ ሕክምና ነደጋፊ ተኾንኩን ኣስምገ።

ብዙኃት ፋሽናት ኣለዉ እዮም ግን ንህና ናይ ባዕልናብ ባሃልና ዝኾነ ምስ ፋሽን ኣጥኣሚ ርኻንከድከለና ይጥቡቕ ናይ ደገ ፋሽን እዩ እናበልናተዘይምኽዶኖ ኣነ ደሲይብልኒ ስኹምከ ንፋሽን ከመይትገልጽወይ ከመይትርይዎ።

ብዙኅ ጊዜ ኣብ ኅብረተ ሰብናን ስድራናን ዝርአ ዋሕሊ ምከባር ኣተ ዓባብያ ብጣዕሚ ስፈቶ ኣንስኹምከ ኣበየናይ ኅብረተ ሰብ ብኸሚ ዓይነት ሥርዓት ኣተዓባብያ ጓሕሊ ዓቢኹም?

ስጶርት ዕናናንምሕላው ንሠርሖ እዩ ካብ ዓይነታት ስጶርቱ ድማ ሓደ ዂሱ እግሪ ምፅዋት እዩ ዂሱ እግሪ ምጽዋት በቲም በቲም ክልተ ጋንታ ኾይኖም ንሓንቲ ዂዕሶ ናብ ሓደ ጐል መነቝ ጸረ ኢሎም ዝጥወቱ ኲሶ እግሪ ኣነ ብዛሒይፈቱን ስምከትፈትሎ

ባህላዊ ሕክምና ማለት መጠኑን ኣቐኑን ብዘይተፈለጠ ኣብ ከዋቢና ዝርከቡ ኣፅዋታት ዝውሰድዩ ባህላዊ ሕክምና ኣነ ኣይድግፍን ስኹምከ ኣብ ባሕላዊ ሒክምና ዘለኩም ርድኢትታይመስል።

ብዶይናየስኹምከት ብጥዕሚ ሃፍታ እምያ ብዙኃት ዓይነት እጽዋት ኣለዉ ንመድኃኒትነት ዘግልግሉ ከም ጸሊም በርበረ ብዙኃት ዓይነት ናይ እጽዋት ምህርቲ ፍርያት ኣለዋ ኣነ ናይዞም እጽዋት ተኺለ ነብዓለይ ጥቀመ የስኹምከ።

ተታዊ ጌልጋሎታት ሕክምና ትምህርቲ ማይ መብራህት እዮም ዞም ጌልጋሎታት እዚኦም ኣነ ብቐረባርኺበ ተገልጋልት ግን ብዙኃት ሰባት ብቐረባ ርኺቦም ዘይግልገሉ ከም ዘለውን ይፈለጠ ሶምከያ ተገልገልቲ ድሁን።

ኣብ ብዙሓት ክፍሉ ኣካላትና ፀጕሪ ኣለዉና እዮም፡፡ ንኣብነት ኣብ ኣፍንጫና ዘለ ጸጕሪ ሕማቕ ጨና ኽነጫኑ ከለና ኣብኡ ዝሕማቕ ፀኒሑ ብልፍፃፅ መልክዑ ነውፅኦ፡፡ ኣብ ነብስና ዘለዉ ፀጕሪ ዂሎም ጠቐምቲ እዮም ኢልኩም ዶ ትሓስቡ?

ቆምፑተር ወረቐት ቡሮ ወንበር ብስታ መኣሸጊ እዮም እሳምጊ ታይታይ ትፈልጡ ናይ ጸሕፈት መሣሬ።

ካብዓይነታት ማኅበራዊ ሚድያ ሓደ ፊስቡክ እዩ፡፡ ፊስቡክ ናይ ብዙሕ ሰብ መራኸዊ ሚድያ እዩ፡፡ ኣነ ኣብ ፌስቡክ ብዙሕ ተጠቃሚት ኣይኮንኩን፡፡ ንስኹም ከ ኣብ ፌስቡክ ተጠቀምተ ዲኹም? እታይታይ እንታይ ዓይነት ንዓኹም ዝጠቕሙ ሓበሬታታት ከ ተግንዩ?

ኣነ መብዛሕቱ ጊዜ ዝጠቀሞመርፁጊየ ጽታት ኣብ ልዕሊ መልካዐ መልካዕ ኹስኽለይ ዝኽእሉ ነገራቲ ናብነት ናይ ኢድ ናይ ግምባር ናይ ክሳድ ምሉእ ክዳነይ ፃምማይ መጋይ ጸታት ይመርጽ ንስምከ ታይቲይ ዓይነት መጋይጸት መርፁ።

ቤት ምግቢን መስተን ብዙሕ ዓይነት ኣገልግሎታት ኣለዉ። ናይ ፆም፣ ናይ ስዕረትን ምግቢ ልስሉሳትን ደረቓትን መስተታት እውን ኣለዉ። ኣነ ካብቶም ልስሉሳት መስተታት ፈታዊት እየ። ሓንቲ ምሬንዳ እየ ዝፈቱ እስኩም ከ እንታይ ትፈትው?

ምስ ስድራይ ነብር ምስ ሕብረተ ሰበይ ከዓ ወፅየ ጽቡቕ ዘብሃል ማኅበራዊን ነብሮ የላማመድ ማኅበረ ሰብት ስድራን ሓደዮም ካብ ጽጃኻ ወጢኻ ናብ ማኅበረ ሰብካ ዘሎ ባህሊ ትፈልጥ ኣነ ባሕለይ ብዝግባ የ ዘፈልጥ ዘኲንገ ት ፈልጥሩ።

ገዛ እንስሳ ምንማ ኣይብሉን ለመዋድዳታት እዮም ።ምሳና ምስ ሳባት ተላሚዶም ተሳንም እዩም ዝነብሩ ናይ በረኸ እንስሳት ግን ሓደገኛታት እዮም። ድኅሪ ቀሪብካዮም ኣብ ኣካልካ ኸቢቱ በሃል መጽቃዕት እዮም ዘብጽልቃ ኣነ ናይ በረኸ እንስሳ ብጣም ዮም ዘፍርሑኒት ስኹምካያ ተቐርብ ወንዶ?

ብዙኅ ጊዜ ኣብ ገዛን ኣብ ቢሮን ሥርሐይት ዘቕዱድለይ ቢሮን ነፃ ወረቐት ወንበርከፍ መበሪ ሶፋ ማይ ግልጋለቶም ተጠቃሚት ኣነ ብኣቶም ገይረ ሥርሒይ ጽሩ ይንጽፉፉን ኖኸኸውን ይሠርር ሕስኹምከን::

ናይ ማኅበረ ሰብናን ናይ ኅብረተ ሰብናን ውፂ ይቲና ካብ ማኅበረ ሰብን ካብ ሥድራን ተወርሶም ተወስዶም ባሕሪታት ጸባያት ናይ ኣናባብራ መንገዲ ያለዉ ኣነምስ ሕብረተ ሰበይ ምስጻይ ስለ ዝነበር ሕጉሥጦ የየ ሶንከ

ጽርጋ ሕክምና ማይ ዝበሉ መሠረታዊ ሉም ኣታት ኣገደስትእዮም ዞም ነገራት እዚኦም ዘይረኽቡ ሰባት ግን ብዙኃት እዮም ኣብ ገጠር ቀባቢ ዘለዉ ዞም ግልጋለቱ እዚኦም ኣይረኹን እስምከ ዘምግልጋለት እዚኦም ትረኹብሎ።

ዘይና ካብ ማኅበራዊ ሚድያውን ክንረክብ ንኽእሊና ካቢቴብ ፊቶቅ ፌስቡቅ ነግንን ኽእሊና ሓደሽቶ ሓበሬይታታት ብኡጌርና ኽንሰምዐን ኽእሊና ኩም ካምንታይ ዘይና ኣውታር ትረኽቡ?

ብናይ ገዛ እንስሳ ላሕሚ በኤራይ ኣድጊ ጠል ናይ በረኻ እንስሳ ድማ ኣልዋዝ ኣበሳ ነብሪ ዝብኢ ኣነ ካብ ናይ ገዛ እንሳ ደስ ትብለኒ ጠልያ ሰወገት ኣይደስተብለኩም።

ብዞ ቱርዝም ሥደት ብዙኅሰብ ዘይፈልጦ ነገር ወይድማ ዘይርኦዮ ነገር ንምርኣይ ዝፈሮ መንገድዩ ጕዕዛን ቱርዝምን ኣነ ደጋፊት ማይ ሥደት ደጋፊትግን ኣይኮንኩን እስምከ?

ሙዙቃ ንዓለም ኲሉ መረዳድኢ እዩ፡፡ ካብ ዓይነታት ሙዚቃ ድማ ኣነ ብጣዕሚ ዝፈትዎ ቀስ ዝበለ ዝሕል ዝበለ ናይ ትዝታ ሙዙቃ ብጣዕሚ እየ ዝፈቱ ንስኹም ከ ታይ ዓይነት ሙዚቃ ደስ ይብለኩም?

ማሕበረ ሰብን ስድራን ኣብ ሓደ ከባብ ዝቕመጡ ሰባት ኮይኖም ካብታ ሓደ ናብቲ ሓደ ናተማላልኡ ዝነብሩ ሰባት እዮም። ማኅበረ ሰብ ኣነ ካብ ማኅበረ ሰብ ትግራይ ዝመጻኹ ሰብ እየ። እሱኹም ከ ካብይኖም ማኅበረ ሰብ መጺእኹም?

መፅሓፍትን ጋዝ ዜጣን ፍልጠትና ንኽሰፍሕ ምስ ብዙሓት ሰባት ንኽንራዳዳእ ታሪክ ንኽንፈልጥ ኣብ ምንታይ ኩነታት ከም ዘለና ውን ንኽንፈልጥ ይሕግዘና፡፡ ብኡ ኸዓ ብጣዕሚ ኣነ ይፈትዎም ንስኹም ከ መፅሓፍን ጋዝ ዜጣን ትፈትው ዶ?

መሰረታዊ ልምዓታት ዝብሃሉ ብዙሓት ኣለዉ፡፡ ግን መሠረታዊ ኢልም ዓታት ዘይኣትውሎም ናይ ገጠር ቦታታት ድማ ኣለዉ፡፡ ሕክምና፣ ማይ፣ መብራህቲ ዝመሰሳሉ ኣብ ገጠር የለዉን፡፡ ኣነ ብዘለኹዎ ቦታ ግን ኣለዉ፡፡ ንስኹም ኣብ ዘለኹሞ ቦታ ኽ ኣሎ ዶ?

ጶርቱን ተሽከርከርትን ሞተር ሳይክል መኪና ብኣግባቡ ጥንቃ ቤተ ዘይተጠቕምናሎም ሓደግኦም ብጥዕሚ ዝዓበየን ዝገፍሕን እዩ። ቅድሚ ምሽክርካር ምጅማርና ተሽከርከርትና ጥዕያት ከም ዝኾና ኽነራጋ ገጽ ይግባእ ። ስኹምከኸም ይመስለኩ?

ብዙኃት ዓይነት መጋይ ጽታት የም ዘለዉ ናብነት ናይ ከተማ መጋየጽሎ ናይ ገዛ መጋየጽሎ ናትማ ናይ ደቂ ሰባት መጋየጸለዉ ካብ ናህና ናይ ደቂ ሰባት ናይ እዝኒ ናይ ክሳዳ ኣለዉ ናይ ገዛና ድማ ኣብ መንድቕትደጠፉ ስልታት ኣለዉ ኣነዞም መጋይ ጽጠዓመይዝከቶም ስንቀ?

ኣብ ኣልኮላዊ መስተታት ቢራ ዳሽን፣ ጀወርጌስ ፣ኣራዳ ፣ወይኒ ፣ብላክ ኣነ ብጣዕሚ ዝፈትዎ መስተ ግን ኣክስሚት ወይኒ እዩ፡፡ ስኹም ከ ታይ ዓይነት መስተ ትፈቱው?

ሃይማኖት ሓደ ሰብ ብፍቓዱ ኣሚኑ ደልዩ ተማሂሩ ዘኣትኦ እዩ። ብዙኃት ዓይንቲ ሕይማኖታት ኣለዉ ኣነ ናይ ክርስትና እምነት ተኸታልቴ ሶምኮ ናይንታይ ኃይማኖት ተኸተልቲ ኢኹም?